ተፈልጥቲ ሰባት ማለት ዓይነት ሰባት ኮይኖም እዚ ድማ ብዝሰርሕዎ ስራሕቲ ወይ ንሕብረተሰብ ሰብ ዘበርክትዎ ጠቅማ ጥቅሚ በዚ ድማ ትፈልጢ ሰባት ክኮኑ ይገብሮም። ብተወሳኪ ተፈለጥቲ ሰባት ማለት ዝህብዎ ግልጋሎት ምጥቃስ

ሕብረተሰብን ስድራን ማለት ብተናፀል እንትሪኦ እንተለና ሕብረተሰብ ማለት ኣብ ሓደ ከባቢ ዝነብሩ ኮይኖም ድምር ናይ ቡዙሓት ስድራታት እዮም፡፡ ብተወሳኪ ሕተሰብ ማለት ዝተፈላለየ ሃይማኖትን ባህልን ዝሓዙ እዮም፡፡ ስድራ ማለት ከኣነ ኣብ ሓደ ውልቀ ገዛ ዝነብሩ እዮም፡፡